ጋዜጣ ማለት ካብቶም ናይ ዜና ዝሰራጨየሎም ነገራት ንሓደ እንትኸውን ዝተፈላለ ዓይነታት ጋዜጣ ድማ ይርከቡ ። ጋዜጣ ዜና ብጽሑፍ መልክዕ ዝቐርበሉ ኣጋጣሚ እውን እዩ። ንስኻትኩም ብዛዕባ ጋዜጣ ትፈልጥዎ ነገር ይህልየኩም ዶ ይኸውን?

ናይ ክሳድ ወርቂ ብዙሕ ግዜ ደቂ ኣንስትዮ ኣብ ክሳደን ዝገብርኦ ኩቡራት ካብ ዝባሃሉ መጋየፅታት ሓደ እንትኸውን እዙይ ድማ ንደቂ ኣንስትዮ ከም ናይ ሃፍቲ መለክዒ ኮይኑ የገልግል። ናይ ክሳድ ወርቂ ትፈልጡ ዶ?

መጥሓኒ እክሊ ካብቶም ንደቂ ሰባት አዚዮም ጠቀምቲ ማሽናት ሓደ ኮይኑ ጥቅሙ ድማ እክሊ ንምጥሓን ከምኡ እውን ጉልበትን ግዜን ንምቅናስ ይጠቅም አብ ከባቢኩም እክሊ መጥሐኒ ብምንታይ ትጥቀሙ?

ዝተፈላለዩ አሕምልትን ፍረምረታትን ይርከቡ። ኣሕምልትን ፍረምረን ንደቂሰባት ከም ምግብነት ዘግልግሉ እንትኾኑ ዝተፈላለዩ ናይ ሕማም ምክልኻል ዓቅሚ እዉን አለዎም። ንስካትኩም ከ ብዛዕባ አሕምልትን ፍረምረን ትፈልጥዎ ነገር ይህሌኩም ዶ ይኮን?

ሰንደቅ ዓላማ ናይ ሓደ ሃገር መፍለዪ ምልክት ኮይኑ ዘገልግል እንትከዉን እዙይ ክኣ ካብቶም ዓይነታት ባንዴራ ሓደ እዪ ንአብነት ናይ ሃገርና ባንዴራ ቆፃል ብጫ ቀይሕ እዪ ንስኹምከ ሰንደቅ ዓላማ ትፈልጡ ዶ?

ታሪክ ማለት ሓደ ውልቀሰብ ሓደ ከባቢ ወይ ሓደ ህዝቢ ወይ ሓደ ፍሉይ ሰብ ኣብ ሕሉፍ ዝገበሮም ነገራት ወይ ዝሰርሖም ነገናት ወይ መስገንደላት ዝሰገሮም ፈተናታት ዘዘንቱ ፍሉይ ምዕራፍ ማለት እዩ፡፡ ታሪክ ትፈልጡ ዶ?

መስተ ማለት ወዲሰብ ክጥቀመሎም ንጥረነገራት ኮይኖም ብቀንዱ ብመልክዕ ፈሳሲ ዝርከቡ ኣልኮላዊ መስተ ክኮኑ ይክእሉ ልስሉስ መስተ ክኮኑ ይክእሉ ንምግብነት ዝዉዕሉ መስተታት ከምኒ ፀባ፣ ጁስ፣ ፅሟቅ ወዘተ ማለት እዩ። መስተ ትፈልጡ ዶ?

ዝተፈላለዩ ዓይነታት ስርሕቲ ኣለዉ። ካብኣቶም ሚኒዋሎ ምጥቃስ ይከኣል። ምኒዋሎ ማለት ሓደ ሰብ ኣብ መዓልቲ ዝሰርሖ ቅርሺ ዝክፈሎ እንትኸዉን። ንስኻትኩም ከ ብዛዕባ ምኒዋሎ ትፈልጥዎ ነገር ይህሉ ዶ ይኾን?

ዓራት ካብ ጣዉላ ወይ ድማ ካብ ሓፂን ዝስራሕ ዓይነት ኣቅሓ ኮይኑ ሰባት ንምድቃስ ዝጥቀምሉ ብጣዕሚ ኣድላዪ ዝኮነ ናይ ገዛ ኣቅሓ እዩ ኣብ ገዛኩም ዓራት ኣለኩም ዶ ?

ስደት ሰባት ካፍቲ ዝነብርሉ ከባቢ ተላዒሎም ናብ ካልእ ዓዲ ዝኸድሉ ኣጋጣሚ እንትኸውን እዚ ድማ ንዝሓሸ ናብራን ስራሕ ዕድልን ምሕሳብ እዩ። ብዛዕባ ስደት ኣፍልጦ ይህልየኩም ኢዶም ይኸውን?

ኣርማ ማለት ናይ ሓደ ነገር ከም መፍለጢ እንትኸዉን ከም ዝተፈላለዩ ዓይነታት ኣርማ ኣለዉ። ካብኣቶም ድማ ሰንደቅ ዓላማ ምጥቃስ ይካኣል፡፡ ሰንደቅ ዓላማ ናይ ሓደ ሃገር ሓደ ልኣላዊነት መፍለጢ እንትኸውን ዝተፈላለዩ ሰንደቅ ዓላማታት ድማ ኣለዉ። ንስኻትኩም ኸ ብዛዕባ ሰንደቅ ዓላማ ትፈልጥዎ ነገር ይህልየኩም ዶ?

ዕዳጋ ማለት ማሕበረሰብና ኣብ ናይ ንግዲ ምንቅስቓስ ዝገብሮሉን ምሻጥን ምልዋጥን ዘካይደሉን ቦታ እዩ። ኣብ ከባቢኹም ዕዳጋ ኣሎ ዶ?

ቤት ትምህርቲ ካብቶም መሰረተ ልምዓት ሓደ ኾይኑ ደቂ ሰባት ዘመናዊ ትምህርቲ ቀለም ዝምሃርሎም ቦታ እዩ።

ዜና ማለት ኣብ ዓለምና ዝተፈፀመ ሓደሽቲ ፍጻመታት ብመልክዕ ፅሑፍ ይኩን ብመልክዕ ቪድዮ ዝቀርበሉ ኣጋጣሚ እንትከዉን ዝተፈላለዩ ናይ ዜና መቅረብቲ ኣማራጺታት ድማ ኣለዉ። ንስካትኩም ኸ ብዛዕባ ዜና ትፈልጥዎ ነገር ይህልየኩም ዶ ይኮን ?

ፋሽን ማለት ኣብ ሓደ ፍሉይ እዋን ዝመፅእ ብዝሕ ዝበለ ሰብ ዝክተሎ ብዝሕ ዝበለ ሰብ ክከውን ይክእል ውሑድ ዝበለ ሰብ ክከወን ይክእል ዝክተሎ ቅዲ ኣሰራርሓ ማለት እዩ። ቅዲ ኣሰራርሓ ገዛ ክከውን ይክእል ቅዲ ኣሰራርሓ ፀጉሪ ወይ ቅዲ መርዓ ክከውን ይክእል እዩ ወይ ቅዲ ኣቀራርባ ዜና ክከውንይክእል እዩ ወይ ብቻ ሓደ ፍልይ ዝበለ ነገር ዝስርሐሉ ሓድሽ መስርሕ ማለት እዩ።

ትምህርቲ ማለት ሓደ ህፃን ወይ ሓደ ሰብ ዝኮነ ነገር ንክቀስም ኣብ ዓለም ዘሎ ጭቡጥ ነገር ወይ ጭቡጥ መልእክቲ ክኮን ይክእል ወይ ስራሕ ክኮን ይክእል ወይ ፉሉይ ዓውዲ ክኮን ይክእል ዝኮነ ፍልጠት ዝቀስመሉ መስርሕ ማለት እዩ፡፡

ስዋ ካብ ባህላዊ መስተታት ሓደ ኮይኑ ዋላ መጠነ ኣልኮልነቱ ብዙሕ ዝፍለጥ ኣይኹን ግን ድማ ኣካላውን ስነኣምራውን ወድ ሰብ ዝጎድእ መስተ እዩ ። ስዋ ሰቲኹም ትፈልጡ ዶ?

መፋለጢ ማለት ሓደ ስራሕ ክኾን ይክእል፣ ወይ ሓደ ትካል ክኾን ይክእል ወይ ሓደ ፍልይ ዝበለ ነገር ክፍለጥ ዝደሊ ነገር ክኾን ይክእል ኣብ ሓደ ህዝቢ ድማ ኣብ ሓደ ሰብ ግንዛበ ክህልዎ ወይ ድማ እቱ ሰብ ኣብቲ ነገር እሱ ፍልጠት ግንዛበን ንክህልዎ ዝስራሕ ነገር ማለት እዩ። መፋለጢ ትፈልጡ ዶ?

እኖ ማለት ካብ እካላት ስድራ ሓንቲ ኮይና፣ ናይ ሙሉእ ስድራ ምስ ሰባኣያ ኮይና አትወስድ ምሉእ ሓላፊነት ዝስምዓ ርህርህቲ ፍጥረት አያ። እኖ በአኩም ገጽ እስቲ ግለጹለይ?

ተፈጥሮ ማለት ሰባት ክሰርሕዎ ዘይክእሉ ብተፈጥሮ እንረኽቦ ነገር እንኸውን ዝተፈላለዩ ዓይነታት ተፈጥሮ እውን ኣለዉ፡፡ ንኣብነት ከምኒ መሬት፣ ማይ፣ ባሕሪ ዝኣምሰሉ ዓይነታት ተፈጥሮ እዮም፡፡ ንስኻትኩም ኸ ተፈጥሮ ተድንቑ ዶ?

ጫማ ማለት ወዲሰብ ኣብ መሬት ብእግሩ እንትከይድ እንቶሎ እግሩ ካብ ሓደጋ ንምክልካል ካብ እንስሳት ክከውን ይክእል፣ ካብ ሓመድ፣ ካብ ዓንቀፍቲ፣ ካብ ዕሾክ፣ ካብ ዝተፈላለዩ ንእግሪ ሓደጋ ከብፅሑ ካብ ዝክእሉ ነገራት ምክልካል ንጥቀመሉ መሳርሒእዩ። ጫማ ትፈልጡ ዶ?

ኣርክቴክቸር ማለት ሓደ ካብ ሳይነሳዊ መፅናዕታዊ ስነ ህንፃ ኮይኑ፣ ሓደ ህንፃ ከመይ ፕላን ክግበር አለዎ፣ ከመይ ክቅረፅ አለዎ፣ ከመይ ኣብ መሬት ደው ክብል ከምዘለዎ ዘርኢ ክፍሊ ማለት እዩ ። ስነ ህንፃ ማለት ድማ እቲ ህንፃ ምስ ስሚንቶ፣ ምስ ኮለን ተተሓሒዙ ምስ ከመይ ክስራሕ ከምዘለዎ ዘርኢ ማለት እዩ። ህንፃ ትፈልጡ ዶ?

ዜና ማለት አብ ዓለምና ዝተፈፀሙ ፍሉያት ፍፃመ ንህዝቢ ዝቀርበሉ መንገዲ እንትኸውን ዝተፈላለዩ ዓይነት ዜና አቀራርባ ድማ አለዉ ብሬድዮ ብቲቪ ክቀርብ ይኽእል ንስኹም ከ ዜና ተዳምፁ ዶ?

መፋለጢ ማለት ብኣብዘሓ ትካላት ንግዲ ዝጥቀምሉ ኣብ መንገዲ፣ ኣብ ተለቨዥን፣ ረድዮ መጋውሒ ይጥቀምሉ።

ጀበና ማለት ካብ ሸክላ ዝስራሕ ኣቅሓ ኾይኑ ወለድና ቡና ኣፍሊሕኻ ንምስታይ ዝጥቀማሉ ባህላዊ ኣቅሓ እዩ። ጀበና ካብ ምንታይ ከም ዝስራሕ ትፈልጡ ዶ?

መፅሓፍቲ ማለት ሓደ ሰብ ዝፅሕፎም ፅሑፋት ኮይኖም ብዋናነት ፍልጠት ንምሕላፍ ክኾን ይክእል ፣ንምዝንጋዕ ክኾን ይክእል፣ ታሪክ ንምዝንታው ወይ ሓደ ፍሉይ አጋጣሚ ንምስናድ ዝተፀሓፉ ነገራት ኮይኖም ጋዜጣ ከዓ መብዛሕትኡ ግዘ ንመዘናግዕን ንዜናን ዝስርሑ ወረቃቅቲ ማለት እዩ ።

ናይ ኣየር ትራንስፖርት ካብቶም ዘመናዊ መጓዕዝያታት ሓደ እንትኸውን ንተገልገልቲ ዝሓሸ ምቾትን ዘለዎ እንትኸውን በዚ ምክንያት ድማ ብሰባት ተመራፂ ይገብሮ ።ንስኩም ከ ናይ ኣየር ትራንስፖርት ተጠቀምቲ ዲኩም?

ጋዜጣ ማለት ኣብ ዓለምና ዝተፈፀሙ ንፉሉያት ፍፃመታት ብፅሑፍ መልክዕ ዝግለፅሉ መንገዲታት እትከውን ዝተፈላለየ ዓይነታ ጋዜጣታት ድማ ኣለው። ንስካትኩም ከ ናይ ጋዜጣ ተጠቀምቲ ድኩም?

ፀጉሪ ማለት ኣብ ተፋላለየ ክፋላት ሰውነትና ከም እግሪ፣ ርእሲ ፣ ዓይኒ ፣ገፅ ዝኣመሳሰሉን ካልኦት ዝወቅል ዘንጊ ፕሮቲን ኮይኑ ብቀንዱ ቀጢን ፈትሊ ዝመስል ዘለዎ ቅርፂ ሰውነትና ንምሽፋን ዝጠቅም ዓይነት ተፈጥሮ ወዲ ሰብ እዩ። ፀጉሪ ትፈልጡ ዶ?

መጋየፅን መመላክዕን መጋየፂ ማለት ሰባት ካብ ተፈጥሮአዊ መልክዖም ተወሳኺ ፅባቀ ዝፈጥሩ ሰብ ሰራሕ ነገራት እዮም። ኣብነት ወርቂ መመላክዒ ከዓ ኣብ ቆርበትና ዝቅብኡ ከም ኩሕሊ ዝኣመስሉ ነገራት እዮም።

ሕርሻን ግብርናን ማለት ሓደ ካብ ሞያ ካብ ስራሕቲ ውልቀ ሰባት ዝተሕዳደርሎም ዓይነት ስራሕ ኮይኑሕርሻ ማለት ብቀንዱ ሓደ ዉልቀ ሰብ ናብ መሬት እኽሊ ዘሪኡ ካብቲ ዝራእቲ ተወሰነ ምህርቲ ወይ አቶት ዝረክበሉ መስርሕ እዩ።

ሱፐርማርኬት ኣቑሑ ማለት ዝተፈላለዩ ኣቑሑታት ዝሽዎጦ ቦታ እንትኸውን ሰባት ድማ ዕድጊት ንምፍፃም ቅርሺ ሒዞም ኣብኡ ከይዶም ዕድጊቶም ክፍፅሙ ይክእሉ እዮም። ንስኹም ከ ኣብ ቀረባኹም ዝርከብ ሱፐርማርኬት ኣቑሑ ትፈልጡ ዶ ትኾኑ?

ትምህርቲ ማለት ፍልጠትና ሞያ ናይ ምምሃርናን ምስትምሃርን ኣካይዳ ከምኡ እውን ካብ ከባቢኻ ይኩን ካሊእ ፍልጠት ንምርካብ ማለት እዩ። ትህምርቲ ንምንታይ ይጠቅም?

ስፖር ማርኬት ኣቑሑት ማለት ኣቑሑት ኮይኖም ዓዳጋይ ዝደልዮም ብዋናነት ኣብ ንእሽተይ ሹቃት ክርከቡ ዘይክእሉ ነገራት ኣብ ናይ ሰፈር ሹቃት ክርከቡ ዘይክእሉ ነገራት ማለት እዩ። ንምግብነት ከገልግሉ ዝክእሉ ንፍሉይ ነገር ከገልግሉ ዝክእሉ ናውትታት ማለተ እዩ። ስፖር ማርኬት ትፈልጡ ዶ?

መዝናነይ ቦታ ማለት ዝተፈላለዩ ንሰባት መዘናግዒ ዝኾኑ ነገራት ዝሓዘ ቦታ እንትኸውን እዚ ድማ ሰባት መንፈሶም ንምሕዳስ ዝጠቅም ቦታ እዩ። ንኣኹም መዝናነዪ ቦታ እትብልዎ ኣበይ እዩ?

ባንዴራ ማለት ሓደ ሃገር ወይ ድማ ሓደ ህዝቢ ወይ ሓደ መንግስቲ ካብ ካልኦት ኣብ ጎኑ ዘለዋ ኣብ ከባቢኡ ዘለዋ ወይ ኣብ ሙሉእ ዓለም ዘለዋ መንግስታትን ሃገራትን ንባዕሉ ንምፍላይ ዝጥቀመሉ ናይ ባዕሉ ኣርማ ዘለዎ ምልክት ማለት እዩ፡፡ ባንዴራ ትፈልጡ ዶ?

ሕብረተሰብ ማለት ኣብ ሓደ ከባቢ ወይ ኣብ ሓደ ከባቢ ሓደ ሃገር ሕደ ክልል ዉሱን ቦታ ክነብር ዝክእል ጉጅለ ዉልቀ ሰብ ማለት አዩ። ስድራ ማለት ድማ ኣዶ፣ ኣቦ፣ ጓል፣ ወዲ ወይ ኣቦን ወለድን ዉሉዳት ዘካትት ጉጅለ ሰብ አዩ። ስድራ ትፍልጡ ዶ? ወይም ማሕበረሰብ ትፈልጡ ዶ?

ሙዚቃ ማለት ሓደ ክፍልታት ስነ ጥበብ ኮይኑ ሓደ ሰብ ድምፂ ተጠቂሙ ኣካላዊ ምንቅስቃስ ተጠቂሙ ወይ ከዓ መሳርሕታት ሙዚቃ ዝተፈላለየ መሳርሕታት ሙዚቃ ወሲኮም ክራር ከበሮ ጊታር ዝመሳሰሉ መሳርሕታት ሙዚቃ ተጠቂሙ ዝፃወቶ ጥበብ እዩ። ሙዚቃ ትፈልጡ ዶ?

ሙዚቃ ማለት ሓደ ካብ ዓውደታት ስነ ጥበብ ኮይኑ ሓደ ስብ ድምፂ አካላቱ መሳርሒ ሙዚቃታት ተጠቂሙ ዝኮነ ፍሉይ ድምፂ አብ ሓደ ማሕበረሰብ ወይ አብ ሓደ ስብ ፋሉይ አመለካክታ ዘለዎ ድምፂ እንትፈጥር ዘለዎ ክፍሊ ስነ ጥበብ ማለት እዩ። ሙዚቃ ትፈልጡ ዶ?

ፋሽን ማለት ኣብ ሓደ ውስን እዋን ዝምዕብል ሓደ ነገር ወዲ ሰብ ዝገብረሉ ፍልይ ዝበለ ቅዲ ማለት እዩ፡፡ ቅዲ ኣከዳድና ክኾን ይኽእል ቅዲ ኣተሓፃፅባ ወይ ቅዲ ኣሰራርሓ ፀጉሪ ክኾን ይኽእል ኮታስ ፋሽን ዝተፈላለዩ ቅድታት ኣለዎ፡፡ ፋሽን ትፈልጡ ዶ?

ፋሽን ማለት ኣብ ሓደ ዉሱን እዋን ወይ ድማ ኣብ ሓደ ዉሱን ኩነታት ዝመጽእ ሓደ ነገር ዝስረሓሉ ወይ ድማ ደቂሰባት ዝክደንሉ ናይ ኣከዳድና ቅዲ ወይ ገዛዉቲ ዝስረሓሉ ናይ ኣሰራርሓ ቅዲ ናይ ኣዘራርባ ቅዲ ኮታስ ሓደ ሰብ ዝኮነ ነገር ዝሰርሓሉ ፍሉይ ቅዲ ማለት እዩ::

ኣርማ ማለት መፍለይ ምልክት ኮይኑ ካብኣቶም ናይ ሃገር መለለይ ባንዴራ እዩ። ናይ ሃገርኩም ኣርማ ትፈልጥዎ ዶ?

ቱሪዝም ማለት ኣብ ሓንቲ ዓዲ ወይ ድማ ሓደ ከባቢ ዝህሉ ፍሰት ደቂ ሰባት። ሓደ ነገር ንክጉብንዩ፣ ንክዕዘቡ፣ ባህላዊ ክኾን ይኽእል፣ ተፈጥሮኣዊ ክኾን ይኽእል፣ ታሪኻዊ ክኾን ይኽእል፣ ኮታስ ዝተፈላለዩ ሓድግታት ንምዕዛብ ካብ ሓደ ከባቢ ናብ ካሊእ ከባቢ ትኸዶ ከይዲ እዩ ። ቱሪዝም ትፈልጡ ዶ ?

መንበሪ ገዛ ማለት ደቂ ሰባት ከም መፅለሊ ዝጥቀምሉ እንትከውን እዙይ ከዓ ካብቶም መሰራተዊ ዝባሃሉ ነገራት እንትከውን ዝተፈላለየ ዓይነት መንበሪ ገዛውቲ ድማ ኣለው። ንኣብነት ከም ጉጂ፣ ህድሞ ምጥቃስ ይካኣል። ንስካትኩም ኸ እንታይ ዓይነት መንበሪ ገዛ ትፈልጡ?

ዜና ማለት ኣብ ዓለምና ዝተፈፀሙ ፍሉያት ፍፃመታት ዝቐርብሉ ኣጋጣሚ እንትኸውን ዝተፈላለዩ መንገዲ ካዓ ክግለፅ ይኽእል ንኣብነት ብተለቪዥን ራድዮ ጋዜጣ ክግለፅ ይኽእል።

መሰረታዊ ግልለጋሎታት ማለት ካብቶም ናይ ደቂ ሰባት ወይ ከዓ ኣድለይቲ ዝኾኑ ግልጋሎታት እንትኸውን ዝተፈላለዩ መሰረተዊ ግልጋሎታት ድማ ኣለዉ ፡፡ንኣብነት ግልጋሎት መብራህትን ማይን ምጥቃስ ይካእል፡፡ ንስካቱኹም ከ ብዛዕባ መሰረታዊ ግልጋሎት ትፈልጡዎ ነገር ህይሉ ዶ ይኸውን?

ኮምፒተር ካብቶም ናይ ኤለክትሮኒክስ እቁሑት እንትኸውን ዝተፈላለዩ ስራሕቲ ንምስራሕ ድማ ይጠቅመና። አብ ዓለምና ብርክት ዝበሉ ናይ ኮምፒተር አቁሑታት እንትህልዩ ንስካትኩም ከ ብዚዕባ ኮምፒተር ትፈልጥዎ ነገር ይህሉልየኩም ዶ ይኮን?

ኣቦ ማለት ካብ ኣካላት ስድራ ሓደ ኾይኑ ናይ ሙሉእ ስድራ ምስ ሰበይቱ ኾይኑ ሓላፍነት ዝወስድ ሰብ እዩ፡፡ ኣቦ እንታይ ማለት እዩ?

ናይ ኣየር ትራንስፖርት ካብቶም ዘመናዊ መጓዓዝታት ሓደ እንትኸውን፣ ንተገልገልቲ ዝሓሸ ምቾትን ዘለዎ እንትኸውን፣ በዚ ምኽንያት ከኣ ብሰባት ተፈታውን ተመራፅን ይገብሮ። ንስኹም ከ ናይ ኣየር ትራንስፖርት ተጠቀምቲ ዲኹም?

ትራፊክ ማለት ካብቶም ናይ ሕጊ ኣክበርቲ ሐደ እንትኸዉን እዚ ድማ ስርዓት ትራፊክ ብግቡእ ንክገበር ዝገብርን ዝቆፃፀርን እዩ። ንኣብነት መካይን ስርዓት እንትጥሕሳ ቅፅዓት ዝቐፅኦ እዩ። ንስካትኩም ከ ብዛዕባ ትራፊክ ትፈልጥዎ ነገር ይህልወኩም ዶ ይኾን?

ቤት ምግብን መስተን ዝተፈላለዩ ምግብታትን መስተታትን ዝቐርብሉ ቦታ እንትኸውን ሰባት ዝደለይዎ ምግብን መስተን ብቅርሾም እናኣዘዙ ክሰትዩ ይኽእሉ እዮም ክበልዑ ይኽእሉ እዮም ። ንስኻትኩም ብዛዕባ ምግብን መስተ ትፈልጥዎ ይህለወኩም ዶ ?

መጋየፂ ማለት መብዛሕትኡ ግዜ ደቂ ሰባት ከም ፅባቀ ዝጥቀምሉ ነገር እንትኸውን ፤ መብዛሕትኡ ግዜ ድማ ደቂ አንስትዮ ይጥቀማሉ፡፡ ዝተፈላለዩ ዓይነታት መጋየፂ ድማ አለው፡፡ ንስካትኩም ኸ ናይ መጋየፂ ተጠቀምቲ ዲኩም?

ጋዜጣ ማለት ከም ናይ ዜና ፍልፍል ሓበሬታ ምንጪ ኾይኑ ብፅሑፍ ዝቐርብ እንትኸውን እዋናዊ ዝኮኑ ዛዕባታት ሒዙ ንህዝቢ ይቐረብ። ንስኹም ከ ናይ ጋዜጣ ተጠቐምቲ ዲኹም?

ታሪክ ማለት ኣብ ሕሉፍ እዋን ዝተፈፀመ ፍፀማ ማለት እንትኸውን ኣብ ኢትዮጵያ ቡዙሓት ዓይነታት ታሪካት ተፈፂሞም እዮም። ከብኣቶም ድማ ኩናት ዓድዋ ሓደ ምጥቃስ ይካኣል። እዚ ታሪክ እዩ። ዝተፈላለዩ ዓይነታት ታሪካት ክጠቅሱ ትክእል ዶ?

ናይ ክሳድ ሃብል ብዙሕ ግዜ ደቂ ኣንስትዮ ኣብ ክሳደን ዝገብርኦ ክቡራት ካብ ዝብሃሉ መጋየፅታት ሓደ እንትኸውን እዚ ድማ ንደቂ ኣንስትዮ ከም ናይ ሃፍቲ መለክዒ ኮይኑ የገልግለን፡፡ ናይ ክሳድ መጋየፂ ትፈልጡ ዶ?

መዝናነይ ቦታ ወይድማ መዘናግጊ ቦታ ማለት ሓደ ሰብ ዓርሱ ካብ ድካም፣ ካብ ሕማም ወይ ድማ፣ ካብ ዝተፈላለዩ ኣእምሮዊ ፀቕጢ ንምሕዳስ ንምዝንጋዕ ግዜኡ ንምሕላፍ ዝጥቀመሎም ቦታታት ማለት እዮም። መዘናግዒ ወይ ድማ መዝናነዪ ቦታ ትፈልጡ ዶ?

ታሪክ ማለት ሐደ ህዝቢ ዝውንኖ ወይ ከዓ ሐደ ውልቀ ሰብ ወይ ሐደ ኣመራርሓ ወይ ሐደ ጉጅለ ክሕዞ ዝክእል ኣብ ሕሉፍ ዝፈፀሞም ነገራት፤ ዝሓለፎም ፈተናታት፤ ዝሰርሖም ስሕተታት ዘጠቃልል፤ ብዛዕባ ሕሉፍ ነገራት ሐደ ነገር ዘዘንቱ እዩ ማለት እዩ። ታሪክ ተፈልጡ ዶ?

መንበሪ ገዛ ማለት ደቂ ሰባት ከም መፅለሊ እንጥቀመሉ እንትኸውን ዝተፈላለዩ መንበሪ ገዛውቲ ኣለዉ። ንኣብነት ከም ህድሞ፣ ጉጂ ይጥቀሱ። ንስኻትኩም ከ እንታይ ዓይነት መንበሪ ገዛ ትፈልጡ?

ፖለቲካ ማለት ሓደ ጉጅለ ወይ ሓደ ፖለቲካዊ ውድብ፣ ሓደ ውልቀ ሰብ፣ ውሱናት ሰባት ስልጣን ንምሓዝ፣ መንግስቲ ንምትካል ወይ ስርዓተ መንግስቲ ንምህናፅ ዝኸድሉ መስርሕ እዩ፡፡ ፖለቲካ ትፈልጡ ዶ?

ኣርቲክቸር ማለት ሓደ ህንፃ ወይ ሓደ ኣባይቲ ብቀንዱ ጉዙፍ ኣባይቲ ክስራሕ ተሎ እዚ ህንፃ ካብ መጀመርያ ጀሚሩ ኸመይ ክስራሕ ከም ዘለዎ ትልሚ ዝህበና ነገር ማለት እዩ፡፡ ህንፃ ስራሕ ማለት ድማ እቲ ህንፃ ናብ መሬት ከመይ ክወርድ ከም ዘለዎ ከመይ ክምላእ ከምዘለዎ ከምይ ስሚንቶ ኮሎን ገለ ኸስርሑ ከም ዘለዎም ዘርእየና ማለት እዩ፡፡

መጋየፂ ማለት ሓደ ሰብ ካብ ከባቢ ዝርከብ ሰባት ክኮኑ ይክእሉ ወይ ድማ ባዕሉ ካብ ዘለዎ ተፈጥሮ መልክ፣ ፍልይ ዝበለ ክዳን፣ ናይ ኢድ መጋየፂታት ክኮኑ ይክእሉ፡፡

መጋየፂ ማለት ደቂ ሰባት ፅባቐኦም ንምሕላይ እንጥቀመሉ ካብ ዝተፈላለዩ ነገራት ዝተሰርሐ እንትኸውን ዝተፈላለዩ ዓይነታት መፀባበቕታት ድማ ኣለዉ መብዛሕትኡ ግዜ ድማ ደቀኣንስትዮ ይጥቀምኦ ንስኻትኩምኸ መጋየፂ ትጥቀሙ ዶ?

ትምህርቲ ካብቶም ንደቂ ሰባት ብጣዕሚ ኣድላይን መሰረታዊ ዝኾነ ነገር እንትከዉን ዝተፈላለዩ ዓይነታት ትምህርቲ ኣለዉ፡፡ ንኣብነት ቋንቋ ትምህርቲ ትግርኛ፣ ቋንቋ ትምህርቲ ሒሳብ፣ ቋንቋ ትምህርቲ እንግሊዝኛ ምጥቃስ ይካኣል፡፡ ንስካትኩም ከ ናይ ታይ ዓይነት ትምህርቲ ተማሃሮ ኢኩም?

ባህላዊ ሕክምና ማለት ሰባት ሕማም ዝሕክምሉ ኮይኑ እቶም ዝሕከሙ ሰባት ወይ ብልምዲ ብትምህርቲ ወይ ድማ ብዘበናዊ ትምህርቲ ዘይኮነስ ካብ ወለዶም ካብ ካልኦት ዝቀሰምዎትምህርቲ ሰባት ዝሕከምሉ ሕክምና ስርዓት እዩ፡፡ ንሱ ካኣ እዞም መድሓኒታት ከዓ ካብ ቆፅላ መፅሊ ዝቃመሙ ክኮኑ ይክእሉ ፡፡

ግጥሚ ማለት ብጣዕሚ ሰሓባይን ቃላት መሪፅካን ብመልክዕ ፅሑፍ ወይ ድማ ብቃል ጌርካ መልእክቲ እተመሓላልፈሉ ዓይነት ጥበብ እዩ፡፡ ግጥሚ ምግጣም ትክእሉ ዶ?

ናይ ገዛነ ብሮነ ኣቁሕት ማለትሰብዝጥቀመሎሞ ሰብ ደማ ክ ጥቀመሎም ወይ ኣብገዛ ወይ ኣብ ቢሮ ቡዛሓት ወየ ኣብ ገዛ ናይ ገዛ በሮ ኣቁሑ ማለት ብረዲስትወይ ወዘተክኮኑ ይከእሉእዮሞ፡፡ ናይ ብሮደማ ወነበረ ጠረጴዛገለ ክኮኑይክእሉ እዮሞ፡፡ እትፉሉይ ዝገብሮም ዲማ አት ኣብ ቢሮ እት እብ ገዛ እኒጥቀመሎሞ ምካኖሞእዩ፡፡ ናይ ገዛነ ቢሮ ኣቁሒት ትፈልጡዶ?

ዜና ማለት ናይ ሐዚ ወይ ድማ ናይ ቐረባ ክስተታት ከም ማሕበራዊ ጉዳያት ኢኮኖምያዊ፣ ፖለቲካዊ፣ ካልኦት ክስተታት ዝሓዘ ማለት እዩ። ዜና ብቀንዱ ብ ተሌቭዥን ፣ጋዜጣታት ማሕበራዊ ሚድያታት ይመሓላለፉ ማለት እዩ። ዜና ትፈልጡ ዶ?

ስራሕ ማለት ሓደ ወይ ሓደ ውልቀ ሰብ ንናብርኡ ክበሃል ቤተሰቡ መመሓዳደሪ፣ ንምግቡ ወይ ንኽዳውንቱ ኮታስ ንኹሉ ዘድልዮ ነገራት ንኸማልእ ዝገብሮ ነገር ኣብ ሓደ ከባቢ ዝገብሮ ነገር ወይ ሞይኡ ወይ ተማሂሩ ወይ ብጉልበቱ ዝሰርሖ ነገር ማለት እዩ፡፡

ፑሽኣብ ካብ ዓይነታት ሰፖርት ሓደ ኮይኑ ብቀሊሉ ጥዕናና አድላይ እኳ እንትኾን ነገሩ ግን ካብ ሰዉነትና ዝተሃነፀነ ዝጠንከረ ንክከዉን ዝለዓለ ይጠቅመና፡፡ ፑሽ ኣብ ሰርሕኩም ትፈልጡ ዶ?

ስላጣ ካብ ዓይነታት ኣሕምቲ ሓደ ኾይኑ እንተይኣበስልኻ ንግልጋሎት ዝውዕል ብእንጀራ ጌርካ ዝብላዕ ናይ ሓምሊ ዘርኢ ዘለዎ እዩ። ስላጣ ኣብ ከባቢኹም ንምታይ ይጠቅም?

እስላም ዝብል ቃል ብዓረብኛ ቃል ብቓል እንትትርጉም እንተሎ ንክልተ ኣምራት ይትክእ እቲ ሓደ ሰላማት እቲ ካሊእ ድማ ናይ ተኣዛዝነትን ተምበራካክነትን ንሓደ ኣላህ ዝብል ትርጉም ይህልዎ። እስላም እንታይ ማለት እዩ ?

ባህሊ ማለት መግለፂ መለልይ ማንነት ሓደ ክፋል ማሕበረሰብ ኮይኑ ሰባት አነባብራን ኢሎም ንዓለም ዝፍለጥሉ ማንነት ማለት እዩ። ባህሊ እንታይ ማለት እዩ?

ኣርክቴክቸር ማለት ሓደ ህንፃ ወይ ድማ ሓደ ኣባይቲ ወይ ድማ መንበሪ ገዛ ካብ መጀመርያ ክስራሕ እንተሎ መዋቅሩ ከመይ ክከውን ከም ዘለዎ ዝገልፀልና ዓውዲ እዩ ። ህንፃ ስራሕ ድማ እቲ ህንፃ ናብ መሬት ዝወርደሉ ከመይ ከም ዝስራሕ፣ ከመይ ከም ዝህነፅ፣ ከመይ ከም ዝመልእ ዝስረሐሉ ከይዲ እዩ ማለት እዩ።

ባህሊ ማለትንሐደ ዉሱን ማሕበረ ሰብ ዝገልፅ እዩ። ንሓደ ውሱን ከባቢ ብቻ ዝርከብ ቅዲ መናባብሮ ሓደ ህዝቢ ወይ ድማ ሓደ ዓዲ ወይ ሓንቲ ሃገር ክኮን ክኮን ይክእል እዩ። ቅዲ መርዓ፣ ቅዲ አነባብራ፣ ቅዲ ኣበላላዓ ፣ቅዲ ኣከዳድና ክኮን ይክእል ። ባህሊ ትፈልጡ ዶ?

ሕብረተሰብ ማለት ኣብ ሓደ ከባቢ ዝነብሩ ብዙሓት ስድራ ብዙሕ መራሒ ስድራ ክኾን ይኽእል፤ ብዙሓት ውልቀ ሰባት ክኾን ይኽእል፤ ከባቢ ድማ ሃገር ክኾን ይኽእል፤ ዓዲ ክኾን ይኽእል፤ ጎጥ ክኾን ይኽእል ወይ ሙሉእ ዓለም ክኾን ይኽእል፡፡ ስድራ ማለት ድማ ሓደ ከባቢ ኣቦ፣ ወዲ፣ እኖን ውላድን ዝሓቖፈ ክፋል ቤተሰብ ማለት እዩ፡፡

መዝናነይ ቦታ ማለት ደቂ ሰባት መንፈሶም ንምሕዳስ ዝኸድሉ ቦታ እንትኸዉን ዝተፈላለዩ ዓይነታት መዝናነዪ ቦታድማ ኣለዉ፡፡ ንስኻትኩም ከ መዝናነዪ ቦታ ትጠቅሱ ትክእሉ ዶ?

ፖለቲካ ማለት ካብ ዜጋ ዝብል ናይ ግሪክ ቋንቋ ዝመፀ ኮይኑ ኣብዚ ሕዚ ግዜ ድማ ብጉጅለ ዘለው ብውልቀ ሰባት ናብ ናይ ሓባር ሓሳብ ክመፁ ዝገብሮም መንገዲ እዩ። ፓለቲካ እንታይ ማለት እዩ?

ጫማ ማለት ሰባት ካብን ናብን ዝጐዓዝሉሉ ዓይነት ኣቕሓ እንትኸውን እዚ ድማ ሰባት ኣብ እግሮም ጕዳኣት ከይበፅሖም ይጠቕመና፡፡ ጫማ ብዙሕ ዓይነት ጥቕሚ ድማ ኣለዉዎ፡፡ ንስኻትኩም ከ ታይ ዓይነት ጫማ ምግባር ትፈትዩ?

መጋየጽ ማለት ሰብ ኣብ ከባቢ ካብ ዘለዉ ኻልኦት ሰባት ጐሊሁ ኽራኣየሉ ወይ ካብ ዘለወ ትክክለኛ መልክዕ ንላዕሊ ጸቢቑ መዓሪጉ ኽራየሉ ዝጥቆመሉ ንብረታት ወርቂ ኮኒን ይኽል፣ ክዳን ክኮን ይኽእልኻሉእ ተደራቢ ጸግሩ ኽኸን ይኽእል ወይ ካሊእ ዓይነት መሳርሕ ክኮን ይክእል ብቻ ሰብ ጸቢቑ ኽራኣየሉ ዝጥቆመሉ መሳርሒ እዩ።

ኣርማ ማለት መፍለዪ ምልክት ኮይኑ ዘገልግል እንተኸውን ብዙሓት ኣርማታት ድማ ኣለዉ፡፡ ካብኣቶም ናይ ሓደ ሃገር መለለዪ ዝኾነ ኣርማ እዩ፡፡ እዚ ድማ ሰንደቕ ዓላማ ይበሃል፡፡ ናይ ሃገርኩም ሰንደቕ ዓላማ ትፈልጡ ዶ?

ናይ ገዛ ኣቕሓ ኣብ ገዛ ዝጥቀሙ ነገራት እዮም። ንምቕመጥ፣ ንምድናጽ፣ ንምድቃስን ንምኽብኻብን ይሕግዙ። ናይ ገዛ ኣቕሓ ገዛ ምቹእን ጽቡቕን ክገብር ይረዱ።

ትራንስፖርትን ተሽከርከርትን ማለት ተራንስፖርት ማለትከ ሓደ ኸባቢ ናብ ካልእ ከባቢ ዝግበር ምንቅጽቓስ ካብን ናብን ማለት እዩ፡፡ ካብ ሓደ ከባቢ ኣተልኢልኻ ናብ ኻልእ ምንቅስቓስ ተሽከርከርቲ ማለት ድማ እዚ ነገር እዚ ዝፍፅማ፡፡ ካብ ዓድዋ ተላዒለን ናብ መቐለ ንምኻድ ወይ ሓደ ኸባቢ ናብ ሓደ ከባቢ ንምንቅስቓስ ዝሐግዛና ንብረታት ማለት እዩ፡፡

ቴዲ ኣፍሮ ኽ ኣፍቶም ፍሩጣት ናይ ኢትዮጴያ ኣረፍቲ እንትኸውል እዝ ድማ ብዝተፈላለይ ናይ ዓድን ናይ ፍቕሪ ልሆኑ ደርፍታት ብምድራፍ ይፍለጥ ንሳትኩምከ ብዛዓት ሂዲ ኣፍሮ ትፈልጥዎን ነገር ኢልይኹም ዶይኸውን?

ዕዳጋ ማለት ማAበረ ሰብና ናይ ንግዲ ምን ቅስቃስ ዝገብረሉን ምሻጥ ምልዋጥ ዘካይዶሉን ቦታ እዩ፡፡ ንስኹም ከ ብዛዕ ዕዳጋ እንታይ ትፈልጥዎ ነገር ይሂልየኩም?

እጽዋት ማለት ደቃ ቕቲ ተኽልታት ማለት እንተኾኑ ኣብ ዓለምና ዝተፍራለዩ ብዙኃት እጽዋታት ድማ ኣለዉና ውጽሮም ብብርክት ዝበሉ እንተኾኑ ንዝተፈራለይ መድኃኒታትውን መሥርሐ ይጠቕሞናየ ስኻትኩምከብ ሠዓጽባት ትፈልጥዎ ነገር ኢለይኩምዶ ይኾን።

ተፈጥሮ ማለት ደቂ ሰባት ክሠፈርኮዎ ዘይኮሉ ነገር እንትኾን ብተፈጥሮ ንረኽቦ ነገር ማለት እዩ ዝተፈላለይ ኣይንታት ተፈጥሮ ድማ ኣለዉ ንኣብነት መሬት ባሕሪ ሰማይ ዘዮም ተፈጥሮ እንተኾኑ ዝተፍላለይ ኣንታ ተፈጥሮ ኽተቕሱ ትዂሉዶ

ነርስ ናይ ሓኪም በዓል ሞያ ኾይናን ዋና ዶክተር ከም ደጋፊት ኮይናን ተገልግል እንትኸውን ንተሓከምቲ ድጋፍን ክትትልን እውን ትገብር እያ። ናይ ነርስ በዓል ሞያ ተፈልጥዎ ኣለኹም ዶ?

ሱጰር ማርከት ማለት ዝተፈራለዩ ኣቖታት ልሽይወጡሉ ናይ መሸጢ ቦታ እንስኸውን ሰባት ዝደለይዎ ኣኻ ኣብኡ መጺኦም ክዕድጉ ይዂሉ እየ እስኻቱምከ ብዛዕባ ሱጰር ማርከት ትፈልጥዎ ነገር ኢልይኹምዶ ይኸውን።

ጫማ ማለት ወዲ ሰብ ኣብ መሬት ክንቅስቓስ እንተሎ እግሩ ኻብ ተፈላለዩ ደጋዊ ነገራት ንምክልኻል ወይ ድማ ንምዕቃብ ዝጥቆመሉ ካብ ሓመድ ካብ ኣወራ ካብ ዓንቀፍቲ ካብ ዕሾኽ ካብ ተፈላለዩ ጐዳእቲ ነገራት እንስሳትን ንምክልኻል ዝጥቀመሉ መሳርሒ ማለት እዩ፡፡

ባንዴራ ማለት ሓደ ሃገር ወይ ሓደ ሃይማኖት ወይ ሓደ ዝተወሰነ ወይ ከዓ ወይ ሓደ ተወሰነ ኽልል ዝፍለየሉ መፍለይ ማለት እዩ፡፡ እቲ ባንዴራ ናይቲ ሃገር ወይ ናይቲ ኽልል ፍሉይ መልከዕ ወይ ፍሉይ እምነት ወይ ፍሉይ ታሪኽ ዘዝንቱ ዘቕርብ መለለይ ናይቲ ውስን ከባቢ ማለት እዩ፡፡

ናይ እዝኒ መጋየጢ ኣብ እዝኒ ዝንጽጠል ናይ ደቀንስትኦ መመላኽዕኹኑ ካብ ወርቂ ብሩር ወይ ድማ ንሓስ ዝሥራሕ መጋየጢ እዩ ኣብ ከባቢኹም ናይ እዝኒ መጋየጢ ዝጥቋማ ደቀንስትዮ ኣለዋዶ።

ምግብታት ወይ ምግቢ ማለት ሓደ ሰብ ዝበልዖ ነገር ኮይኑ እቲ ምግቢ ድማ ብቐንዱ ጉልበታዊ ይኽእል፡፡ ሕማም ተኸላኻሊ ክኸውን ይኽእል፡፡ ሃናፂ ክኾን ይኽእል፡፡ ካብ ዓይነታቱ ድማ ንኣብነት ኣትክልቲ ክኾኑ ይኽሉ፣ ሥጋ ክኾኑ ይኽእሉ፣ ጥረምረ ክኾኑ ይኽእሉ፡፡ ብዙሓት ዓይነታት ነገራት ኣለው፡፡ እዙይ እዩ ምግቢ ማለት ብሓፂሩ፡፡

መጽሕፍቲ ማለት ብቐንዱ ልበ ወለድ ኽኾኑ ይኽእሉ መምሀሪ መጽሓፍቲ ኽኾኑ ይኽእሉ፡፡ ሓገዝቲ መጽሕፍቲ ኽኾኑ ዝኾነ መፅሑፍቲ ብመልካዕ ሰነድ ኣቐሚጦም ንመንበቢ ዝቐርቡ እንትኾኑ ጋዜጣ ማለት ድማ ዜና ክኾን ይኽእሉ ወይ ኻሊአ ነገር ክኾን ይኽእል ወይ ጭውውት ኽኾን ዮኽአል ዝቐርበሎም ጽሑፋት ወይ ድማ ወረቐታት እዮም፡፡

መስረታዊ ግልጋሎት ማለት ንወዲ ሰብ ብጣዕሚ ኣድላይ ዝኾኑ መሰረታው ጕልጋሎታት እንተኾኑ፣ እዝ ኸዓ ንኣብነት መስረታዊ ጕልጋሎት መብራህቲ፣ ማይን ይጥቀሱ። እስኻትኩም ብዛዕባ መስረታዊ ግልጋሎት ትፈልጥዎም ነገራቲ ይህልዎኩም ዶ ይኸውን?

ሙዚቃ ካብቶም ኪነጠባባት ሓደ ኾይኑ ሰባት ስሚዒቶም ለዛብደለዎ መንገዲ ናደረፉ ለቕርብሉ መንገዲ እዩ እዝ ከዓ ከም ፍልፍልኣታዊ ኾይኑውን የገልግሎም እዩ። ንስኻትኩምከብ ሙዚቃ ምስ ማዕትፈት ቡዶ።

ሕምባሻ ካስተጥሓነ ኅሩጭ ስንዳይ ወይ ድማ ፊኖ ዝሥራሕ በህላ ምጕ ኾይኑ ካብዞም ኣለዉ ዝበሃሉ ውሃብቲ ግሉወት ምምልታት ሓደ እዩ። ሕምባሻ ኣብ ካዋዊኹንካብ ምእንታ ይሥራሕ?

መሰረታዊ ኣገልግሎት ማለት ኣብ ሓደ ሃገር ዝነብር ህዝቢ ክረኽቦም ዝግባእ ናይ መጀመርያ ኣገልግሎታት ወይ ድማ ኣገደስቲ ግልጋሎታት እዮም፡፡ ንኣብነት ከም ማይ፣ መብራህቲ፣ ስልኪ፣ ኣገልግሎት መጐዓዓዝያ፣ ኣገልግሎት ኣካልኦት መሰረታዊ ኣገልግሎታት ከም ባንኪ ዝኣምሳሰሉ ማለት እዩ፡፡

ፖለቲካ ማለት ካብ ዜጋ ዝብል ናይ ግሪኽ ቋንቋ ዝመጽ ኾይኑ ኣብዝ ሕዚ ጊዜ ድማ ጕጅለ ዘለዉ ውልቀ ሰባት ናብ ናይ ሓባር ሓደ ሓሳብ ክሞፁ ዝገብሮም መንገድ እዩ። ፖለቲካ እንታይ ማለት እዩ?

ሃይማኖት ማለት ሓደ ኽፋል መሕበረ ሰ ብ ወይ ሓደ ወልቀ ሰብ ወይ ሓደ ስድራ ሓደ ጕጅለ ማሐበረ ሰብ ብፉሉይ ዝኽተሎ፣ ዝኣምኖ፣ ዘምልኾ ወይኻልእ ነገራት ዝጽልየሉ ሥርዓት እዩ፡፡ ኸም ኣብነት ክርስትና ፣ እስልምና ፣ኣይሁድ ዝመሳሰሉ ኣለዉ፡፡ ሃይማኖት ትፈልጡ ዶ?

ፀጕሪ ማለት ኣብ ሰውነትና ብተፈትሮ ዝበቑል ፈትሊ ዝመስል ካብ ፕሮቲን ዝስራሕ ዘንጊ ኾይኑ ጥቕሙ ኸዓ ሰውነትና ንምሽፋን ኣብ ዝበቖለሎም ከባብታት ድማ ኣብ ገፅ፣ ኣብ እግሪ፣ ኣብ ካልእ ዝተፈላለየ ኣካላት ሰውነትና ይኸውን ማለት እዩ፡፡ ፀጕሪ ትፈልጢ ዶ?

ቤት ምግብን መስተን ዝተፈላለዩ ምግብታትን መሰተታትን ዝርከብዎም ቦታ እንፅኸውን ሰባት ቅርሲን እናኸፈሉ እናዓደጉን ዝጥቀሙሉ ቦታ እዩ፡፡ ስኻትኩም ከ ኣብ ቤት ብልዕን መስተን ተጠዊምኹም ትፈልጡ ዶ?

ፋሽን ማለት ኣብ ሓደ ከባቢ ወይ ድማ ሓደ ውልቀ ሰብ ክኾን ይኽእል። ኣብ ሓደ ውስን እዋን ዝኒ ቅዲ ኣነባብራ ድቂ ሰባት ቅዲ ኣከዳድና ክኾን ይኽእል፣ ቅዲ ኣበላልዓ፣ ቅዲ ኣዘራርባ ክኽን ይኽእል። ፋሽን ትፈልጥ ዶ?

ፖሊስ ማለት ኣብ ካባቢ ዂንታት ፀጠታ ዙኅንን ቅድሚ ብፁሕ ድማ ገብን ሥጋት ግብን ዝከዳኽልን ሕጊ ዘኽብርን ክኽበር ዝገብርን ሰብ ማለት እዩ ፖሊስ እንታይ ማለት እዩ?

ዜና ማለት ኣብ ዓለምና ዝተፈጸሙ ፍልያት ፍጻመታት ብመልከቕ ጽሑ ፊኹን ቢዴዎ ዝቕርቡሉ እንትኸውን ሰፍራላ ኣይንታት ኣቐራርባ ድማ ኣለቦ ብመልከብ ራድዮ ተለብሽን ገዜጣ ኮኒኽ እዩ ስኻቶኩም ከበብ ዝዓ ዜይና ተፈጥቡ ነገር ህለ ይኹምዶይኾን

ባህሊ ማለት ናይ ሓደ ማሕብረት ሰብ ዝተፈላለዩ ኣነባብራ ዝገልጽሉ መንገዲ እንትኸውን ኣብቲ ኢትዮጵያ ብዙኃት ዓይነታት ባህልታት ድማ ኣለዉ። ንስኻትኩም ብዛዕባ ባህሊ ትፈልጥዎ ነገር ይህልዎኩም ዶ ይኸውን?

ሕጊ ኣኽበርቲ ማለት ዝኾነ ዓይነት ሕጊ ተፈፃምነት ንክህልዎ ዝገብሩ ኣካላት እንትኾኑ ዝተፈላለዩ ናይ ሕጊ መኽበርቲ ድማ ኣካላት ኣለዉ፡፡ ንኣብነት ድማ ፖሊስ ምጥቃስ ይከኣል፡፡ ንስኻትኩም ከ ካብ ትፈልጥዎም ናይ ሕጊ መኽበርቲ ምጥቃስ ትኽእሉ ዶ?

ሽራኽ ወለድና ቐደም ጥቆምሉ ዝነበርን ዘልዶን ዓይነት ጫማ ኾኑ ካብ ጐማን ካብ ቆሮትን ድማ ተሰሪሑ ይጥቆምሉ ነይሮም ሽራኽ እንታይ ማለት እዩ።

ስደት ማለት ደቂ ሰባት ካብ ዝነብሩሉ ካባቢ ናብ ኻሊእ ሃገርን ከባብታትን ዝኸዱሉ ኣጋጣምን እንትኸውን እዚ ድማ ንዝሐሸ ናብራን ስራሕ ምስድድን ብምባል እዩ፡፡ ንስኻትኩም ከ ናይ ስደት ጸገማት ተፈልጡ ዶ?

ማስታወቅያ ማለት ምህርትታትኻን ውፅ ኢታትኻን ብዝተፈላለይ መንገዲ ብምጥቃም ንተ ጠቀምቲ ምልላይ ማለት እዩ። ንእብነት ብቴሌብዥን፣ ብ ሬይድዮ፣ ብጋዜጣ ንስኩም ኸ ብዛዕባ ማስታወቅያ እንታይ ኣፍልጡ ኣለኩም?

ናይ ኣርክቴክችር ውፂት ልኾነ ኣብ ዓደግራት እንበርቲ ሓደ ደስ ዘብል ናይ ኣርክቴክችር ውፂት ይርከብ። እዝ ኸዓ ንዓደግራት እንበርሲ ከም ሓደ ጽበቐ ኮይኑዋ ይርከብ እስ ኹምከ ትፈጥዎ ናይ ኣርክቴክችር ውፂት ኣለኩምዶ?

ኅረ ተሰብን ስድራን ማለት ኅረትሰ ማለት ሓደ ኻባብ ዝ ነብር በዝኂ ዘለዎ ሰብ ማለት ናይ ተፈላያየ ሥድራታት እክብ ክኮን ይክእል ናይ ው ልቀ ስድራ እክብ ክኮንዝክእል ሥድራ ማለት ግን ኣቦ ፣ኣዶን ፣ዉላድን ፣ዝሓቖፎ ኣካል መሓረሰብ ሓደ ፉሉይ ኣካል ማሕብረሰብ ማለት እዩ።

እፅዋት ማለት ደቂቐቲ ተኸልታት ማለት እንትኸውን ዝተፈላለዩ ዓይነታት ኣጽዋት ድማ ይረከቡ፡፡ እቶም ኣጽዋት ከዓ ዝተፈላለዩ ዓይነት ጥቕሚ ኣለዎም፡፡ ንኣብነት ከም ሕማመ መከላኸሊ ኾይናም ውን የገልግሉ፡፡ ንስኻትኩም ከ ትፈጥዎም ዓይነታት እጽዋት ምዝርዛር ትኽእሉ ዶ?

ዀርጫት ፆጕሪ ማለት ብቓዕሚሓሰብቲ ፀጕር ዘለዎ ብጥዕም ደማዳራእ ዘኾነ ፀጕሪ ዀርጫት ጸጕሪ ናጻለ ይዝወን ጸጕሩኹም ዀርጫት ብዩ

ኸልቢ ካብ እንሳ ዘቤት ሓደ ኾኑ ብተኣማንመቱ ገዛ ናይ ጐይትኡ ዘሕሉ እሙውን እንሰሳዩ ኸልቢ ትፈልጡዶ?

ምፍላጥ ማለት መህርታትካን ፍርያትካን ሰባት ክፈልጥልካ ምግባር ማለት እንትኸውን እዝ ድማ በዕልኻ ወይ ድማ ገንዘፋልጡልካ ሰባት ገንዘ ኸፊልካ ልግበር እዩ. ምህርታትኩምንፍርያትኩምን ኣፋሊጥኩም ትፈልጥዶ?

ተፈጥሮን ኣከባብን ማለት ተፈጥሮ ማለት ሓደ ነገር ካብ ናይ ሰብ ሓይሊ ወፃኢ ይ ድማ ካብ ሰብ ስራሕ ወፃኢ እዩ፡፡ ብናይ ባዕሉ መገገድ ብናይ ብተፈጥራዊ መንገዲ ብኡ ትርከብ ተሎ ማለት እንትኾን፣ ኣካባቢ ማለት ድማ ሓደ ሰብ ዝነብረሎም ከባብታት እንባታት ፣ሩዋታት ጐቦታት ክኾኑ ይኸእሉ፡፡

መፋለጢ ወይ ማስታወቅያ ማለት ሓደ ትካል ክኾን ይኽእል ወ የሓደ ጊዜ ክኾን ይኽእል ወይ ሓደ ዝኾነ ኽፋለጥ ዝድለ እካል ብሕብረተ ሰብ ወይ ብሰባት ብኻልኦት ሰባትሲ ተፈላጢ ንክኾን ተረካቢ ንክኾን ዘሕሸ ግንዛበ ንኽህለዎ ወይኣፍቲ ነገር አሱ ብዝሰርሖ ስራሕ ማለትእዩ፡፡

ስፖርት ማለት ዝኾን ዓይነት ኣካላዊ ምንቅስቃስ ኾይኑ ኣካላትናን እነንቀሳቕሰሉ ኸም ጕያ ፣ኽብደት ምልዓል፣ ምቅላስ ፣ጎቦ ምጉያይ ክኾን ይኽእል ፣ዮጋ ክኾን ይኽእል፣ ካራቴ ክኾን ይኽእል ኾይኑ ብዋናነት ጭዋዳታትና እነቀሳቕሰሉ ዓይነት ምቕስቓስ እዩ፡፡ ስፖርት ትፈልጡ ዶ?

ደርፊ ሓደካፍቶም ካብ ቐደም ወለድናት ኂዝና ሓሳውና ድምፅና ኣድናቖትና ሓጐስና ኰሳስ ሓዚና ኾኑ ኻሊእ ነገር ንምግላጽ ንጥቆመሉ ጸበብ እዮም። ደርፊ ምስ ማዕኽን ፈቲዶ?

ኣርማ ማለት መፍለይ ምልክት ኾይኑ ዘገልግድ እንተኾን ብዙኃት ኣርማታት ድማ ኣለዉ ኳኣቶም ናይ ሓደ ሕገር መፍለይ ዝኾነ ኣርማ እዩ ስድማ ሠንድቕ ዓላማ ይበሃል ናይ ሓጐርኩም ዝሰንድቕ ዓላማ ትፈጥሎ

ሱፖር ማርኬት ኣቝሑት ማለት፣ ዝተፈላለዩ ናይ ኣቝሑታት ዝሽየጡሉ ቦታ እንትኸውን እዚ ኸዓ ሰባት ዝተፈላለዩ ኣቝሕታት ንምግዛእ ዝኸዱዎ ቦታ እንትኸውን ዝተፈላለይ ኣቝሕታት ኸዓ ይሽየጡ። ንስካትኩም ከ ሱፖር ማርኬት ከድኹም ትፈጥዶ?

ሞባይል ሊኽ ኣውቶምና ኤለክሮኒክስ መሳርሕታት ሓደ እንትኸውን ዝተፈላለዩ ሓብሬታታት ንምልውዋጥ ይጠቅም፡፡ ዝተፈላለዩ ዓይነታት ሞባይላት ድማ ኣለዋ፡፡ ንስኻትኩም ከ ብዛዕባ መባይል ትፈልጥዎ ነገር ዶ የሂልየኹም ይኸውን?

ጕያ ካዓይንታት ስጶርት ሓደ ኾይኑ ጦሙ ድማ ውግድን መቕናስ ትንፋስ መውሳኽ ዝጠቕመና ኣይነት ስጶርት እዩ ጕያ ትጐይዶ?

መጋየፂ ማለት ደቂ ሰባት ንመመላኽዒ ዝጥቐምሉ እንትኸውን ብፍላይ ድማ ደቂ ኣንስቲዮ ኣብዘውቲረን ይጥቀማሎ እየን፡፡ ውበተንን ፅባቐአንን ንምሕላይ ንስኻትኩም ከ ብዛዕባ መጋየፂ ትፈልጥዎ ነገር ሂልየኩም ዶ ይኾን?

ማንጎ ካብ ዓይነታት ትኽሊ ሓዶ ኾይኑ እንተ ደሊኻ ብፍርኡ እንተ ደለኻ ድማ ብመልከዕ ጽማቕ ዝስተ ዓይነት ተኽሊ እዩ ። ማንጎ ኣብ ከባቢኩም ይወቕል ዶ?"

ዱር ብእፁዋት ዝተኸበበ ወይ ድማ በዝሒ ኣትክልቲ ዘለዎ ከምኡውን ነፍሳትን ካልኦት ነፍሳትን፣ ኣዕዋፍን ዝነብሩሉ ቦታ እዩ። ዱር ኣብ ከባቢኩም ኣሎ ዶ?

ትምህርቲ ማለት ፍልጠትና ሞያ ናይ ምምሃርና ምስትማር ኣካይዳ ከምኡውን ካብ ከባቢኻ የኹን ካብ ኻሊእ መንገዲ ፍልጠት ምርካብ ማለት እዩ፡፡ ትምህርቲ ንምንታይ ይጠቅም?

መዘናግዒ ቦታ ማለት ሓደ ሰብ ዓርሱ ካብ ኣኣምራዊ ፀቕጢ ካብ ሕማም ወይ ካዓ ኻልኦት ኻልኦት ነገራት ኣእሙርኡ ንምሕዳስ ጊዜኡ ንምሕላፍ፣ ንምዝንጋዕ ዝርከወሎም ቦታታት ማለት እዩም፡፡ መዘናግዕ ቦታ ትፈልጡ ዶ?

ሜትሮ ማለት ካብቶም ህንፃ መሳርሕታት ሓደ ኾይኑ ኣብ ህንፃ ይኹን ኣብ ኻሊእ ርሕቀት እንጥቀመሉ መሳርሒ ህንፃ እዩ። ሜትሮ ሒዝኩም ዓቂንኩም ትፈልጡ ዶ?

ኤሌክትሮንክ ናይ ኤሌክትሮኒክ መኪና ማለት ካብዞም ብጣዕሚ ልምናብ ዝብሃለት ተሽከርከርቲ ሓደ ኾይና ነዳዲ ምቕናስ ድማ ትጠቕመና ዓይነት መኪና እያ፡፡ ኣብ ከባቢኹም ናይ ኤሌክትሮንክስ መኪና ኣላ ዶ?

መጋይጽ ማለት ደቂ ሰባት ከም ጽበቐ መጸባባቐ ዝጥቆምሉ እንተኾኑ ካብ ዝተፈላለዩ ነገራት ድማ ይሠርሑ። ንኣብነት ናይ ወርቂ ገይጸ ሜጺ ክኮን እንትኽል እንትኸውን ዝተፍላለይ ኣይነታት ገይፀ መጽታት ድማ ኣለዉ። ንስኻትኩም ከ እትፈትዎዎ ጌይፀ መይጺ ክትጠቅሱ ትክእሉ ዶ?

ኣርማ ማለት ሓደ ጉጅለ ሓደ ፖሎቲካዊ ጕጅለ ወይ ሓደ ሃገር ወይ ሓደ ዓዲ ሓደ ውልቀ ሰብ ብፍሉይ ንክውከል ዝጥቆመሉ ምልክት ማለት እዩ፡፡ እቲ ምልክት ብፍሉይ ነዙይ ኣርማ ዝሓዘ ጕጅለ ጥራሕ ዘመልክት ይኸዉን፡፡ ኣርማ ትፈልጡ ዶ?

ንግዲ ማለት ኣብ መንጎ ኽልተ ኣካላት ልፍፀም እንትኸውን እዚ ድማ ሓደ ኣካል ለለዎ ምህርቲ ነቲ ኻሊእ ዝደሊ ምህርቲ ብምሃብ ይኸውን፡፡ ዝተፈላለዩ ዓይነታት ንግታት ድማ ኣለዉ፡፡ ንስኻትኹም ከ ብዛዕባ ንግዲ ትፈልጥዎ ነገር ይህለየኩም ዶ ይኾን?

ፋሽን ማለት ብቐንዱ ኣብ ሓደ ኸባቢ ኣብ ውልቀ ሰብ ወይ ኣብ ተወሰነ ከባቢ ወይ ኣብ ሓደ ዓዲ ክዝዉተር ዝኽእል ብሓድሽ መልከዕ ቕዲ ኣከዳድና ኽኾን ይኽእል ቅዲ ኣሰራርሓ ገዛ ቕዲ ኣማላኻኽ ክኾን የኽእል ቕዲ ደቀ ኣንስትዮ ክኾን የኽእል ኮታስ ብዝተፈላለየ መልክዑ ሕዚ ንሕዚ አዋን ብቻ ልመጸእ ቕዲ ማለት እዩ፡፡

ሕብረተሰብ ማለት ሓደከባብ ወይ ሓደ ሃገር ወይ ሓደ ተወሰነኻ ባብ ዘነብር እዚ ማለቲ ሕዚ ማለት ሓደፉል መለለይ ነገር ዘለዉ ካብ ኻልትሱታት ናለትሥድራ ማለት ግን ሓደ ስድራ ዝነብር ውስን ጕጅለ ኣቦ ፣ኣዶን ፣ዉላድን ፣ተሓቐፈ እኽብግለሰባት መለት እዩ?

መጋየፂ ማለት ሓደ ዉልቀ ሰብ ካብ ኣብ ከባቢኡ ዘለዉ ደቂሰባት ንላዓሊ ጐሊሁ ክረአ ፣ተፈልዩ ኽረአ ወይ ከዓ ንሓደ ውስን መዓልቲ ጸቢቑ ንክርአ ኣብ ሉዕሊኡ ዘለዎ ተፈጥራዊ መልክዕ ዝሐሸ መልክዕ ንምካብ ዝጥቆምሎም ኣሰራርሓታት ማለት እዩ።

መግቢ ነገራት ንምምሕዳርን ንምህናጽን ዝጥቀሙ ነገራት እዮም። ከም እንጨት፣ ብረት፣ ፕላስቲክን እምኒን ይካተቱ። መግቢ ነገራት ኣብ ሕይወት መዓልታዊ ጠቕሚ ዓቢ ኣላቶም?

ቤት ትምህርቲ ሕፃናት ትምህርቲ ተማሂሮም ፍልጠት ዝቀስምሉ ናይ ቐፃሊ ሂወቶም ፍልጠት ዝፈልጡሉ መሠረታዊ ግልጋለት እዩ። ኣብ ከባቢኩም ቤት ምህርቲ ኣለኩም ዶ?

ሕርሻ ማለት ሓደ ካብ ጥንታውያን ሞያታት ደቂ ሰባት ኾይኑ ብቐንዱ ሕርሻ ማለት ሓደ ሰብ ንምግብነት ዝውዕል ነገራት ንምፍራይ ዝገብሮ ፃዕሪ ማለት አዩ፡፡ ሕርሻ ብቐንዱ ዝራእትን ኣብ መሬት ዘሪእኻ ዝህቡኻ ምህርቲ ንምምሕዳር ማለት እዩ፡፡፡ ሕርሻ ትፈልጡ ዶ?

መብርህን መጥፍን ካብቶምናይ ኤለክትሮኒክስ መሣርሕታት ሓደ ኾይኑ እዙይ ድማ መብራቲ ብቖልሉ ንምጥፋእን ንምውላዐን ይጠቕመና ኣብ ገዛኹም መብርህን መጥፍን ኣለኩምዶ።

ባቡር ማለት ካብቶም ዘመናውያን መጕዓ ዘታት ሓድ እንትኸውን እዚ ድማ ሰባትን ኣቅሑታት ንመጕዓዝ ይጠቅም። እዚ ደኣ ብቕልጣፍኑ ብጣዕሚ ፍሉጥ ብምዃኑ ፍሉይ ሙቾት ኣለዎ። ንስኻትኩም ከ ብዛዕባ ባቡር ትፈጥዎ ነገር ይህልዎኩም ዶ ይከውን?

መጓፍያ ማለት ካብ ሓጺን ዝተሠርሐ ኾይኑ ሞትሓዚኡ ድማ ዕንጨይቲ እዩ፡፡ ሓመድ ምጐሓፍ ዝጠቕመና ህንፃ መሳርሒ ኣቐሓ አዩ፡፡ መጓፍያ ኣብ ከባቢኹም ትጥቀሙዶ?

መጻሕፍቲ ማለት ሰንዳት ኾይኖም ብቐንዱ ዝኃዝዎ ነገር ድማ ታሪኽ ኮን ይኽል፣ ንባዊ ኮን ይኽል መዘናግዕ ኾን ኽል ትምህርቱ ኾን ይኽል። ጋዜጣ ማለት ድማ ዘስሙ ጽሑፋት ኾይኖም ብቐንዱ ንዘይና ንመዘናጋዕ ሱርኁ ወቃቅቲ ማለት እየ

መፋለጥ ማለት ሰባትን ወይ ኸዓ ድረጅታትን ዝተፈላለዩ ለለዎ ምህርትታትን ፍርያትን ንከፋልጥሎም ልገብሩዎ ኸይድእንትኸውን እ ዚድማ ዝተፈላለዩ ብተሌቢዥን ብሬድዮ ኽግለጽ ይኽል እዩ፡፡ እስኹም ምህርትታትኩምም ፍርያትኩምን ኣፋሊጥኩም ተፋልጡ ዶ?

ንይኣየር ተራንስጶርት ካብቶም ዝመና መጕዓ ዚያታት ሓደ እንትኸውን እንተ ገድገልቲ ዝሓሸ ሙቾት ዘለዎ በዙይ ምኽንያት ድማ ብሰባት ተመራጽ ይገብሮ ንስኹምክ ንይኣይር ተራንስጶርት ተጠቀምቲዶኹም።

ሥድራ ማለት ብሥጋ ምትሳር ዘለዎ ናይ ሓደ መኅበረት ሰብ ወይ ድማ ሥድራ ቤት ናይ ጅምላዊ መጸውዒ ቓል እዩ እስቲ ቤተ ሰብ ማለት እንታይ ማለት እዩ።

መጋየፂ ማለት ሓደ ሰብ ካብ መሓዝቱ ካብ ተፈጥራዊ መልክዑ ካብ ናይ ትማሊ መልክዑ ወይ ድማ ንፉልያት መዓልትታት ዝኸውን ፍልይ ዝበለ መልክዕ ንምህላው ዝጥቆመሎም ንብረታት እዮም። መጋያጽ ብቐንዱ ወርቂ፣ ኣልማዝ ኻልኦት ነገራት ይኾኑ ይዂሉ መጋየፅቲ ትፈልጥ ዶ?

ባንዴራ፡- ዝተፈላላዩ ዓይነታት ባንዲራታት ኣለዉ፡፡ ንኣብነት ሰንደቕ ዓላማ ንሓደ ሃገር ባንዴራ ኾይኑ ዘገልግል እንትኸውን ዝተፈላለዩ ሕብረታት ዘለዎ እንትኸውን ንሓንቲ ሉኣላዊት ሃገር ይውክል፡፡ ስኻትኩም ከ ብዛዕባ ባንዴራ ትፈልጥዎ ነገር ይህልየኹም ዶ ይኾን?

ኸልቢ ማለት ናይ ገዛ እንስሳ ዘቤት እንትኸውን እዚ ደማ ምስ ሰባት ፅበቅ ዝምድና ዘለዎ እንስሳ እዩ። ኸልቢ መብዛሕቲ ጊዜ ካም ሓላዊ ኾይኑ የገልግል ብዛዕባ ኸልቢ ትፈልጥዎ ነገር ይህልየኩም ዶ ይኸውን?

ብቛንቋ ትምህርቲ ሰባት ናይ ቛንቋ ኽእለቶም ምዕባይ ዝመሃርዎ ዓይነት ትምህርቲ እንትኸውን ዝተፈላለዩ ዓይነት ቛንቋ ትምህርቲ ድማ ኣለዉ። ንስኩም ድማ ብዛዕባ ቛንቋ ትምህርቲ ተፈልጥዎ ነገር ይህልዎኩም ዶ ይኮን?

መጋያፂ ማለት ሓደ ሰብ ካብ ዘለዎ መልከዕ ወይ ድማ ካብ ኣብ ከባቢ ዝርከቡ ሰባት ብፉልይ ጐሊሁ ንኽርአ ኣብ ገፁ ኽኾን ይክእል፣ ኣብ መላእ ሰብነት ክኾን ይኽእል ዝገብሮ ተወሳኪ ነገር ማለት እዩ። ኸም ወርቂ፣ ኣልማዝ፣ ቡሩር ካሎኦት መጋያፅታ ተደራቢ ፀጕሪ ክኾን ይኽል እዩ ማለት ኣብ ዓድና ካብ ዝግበሩ መጋየፅታት።

ሙዚቃ ማለት ካብቶም ናይ ኪነ ጥባባት ዘርፊ እንትኸዉን እዝ ድማ ደቀ ሰባት ዝተፈላለየ ናይ ውሽጣዊ ስምዒቶም ዝጐልጽሉ መንገዲ እዩ። ንኣብነት ሓዘን፣ ደስታ ምግላጽ ይከኣል። ንስኻትኩን ከ ካብ ትፈትዎ ሙዚቃ ምጥቃስ ትክእሉ ዶ?

መሣርኂ ማለት ሓደ ውልቀሰ ዝትቆመሉ ሓደ ውስን ሥራዕ ንምስራሕ ወይ ድማ ውስ እንተጋር ምፍሳም ወይ ድማ ኾነ ሥራሕ ንምሥራሕ ዝትቆመሉ ንብረት ማለት እዩ። መሣርሕ ኮኅናት ክኮን ይኽል መሣርሕ ፃሕፈት ክኮን ይኽል መሣርሕ ገዛ ኾን ይኽል ማለትዩ መሣርህ ትፈልጡዶ?

ንግዲ ማለት ሸዋጣኣይ ለለዋ ምህርቲ ክሸጠሉ ዓዳጋይ ድማ ደድልዮም ምህርቲ ልገዘአሉ እንትኸውን እዝ ኸዓ ኣብ መንጎ ኽልቲኦም ልፍጸም ናይ ክልቲኦም ስምምዕ ንግዲ ይበሃል ዝምከ ብዛዕባ ንግዲ ለለኽኩም ኣመላኽታ እታይ ይመስል?

ጫማ ማለት ሓደ ሰብ እግሩ ኣብ መሬት ብእግሪ ክኸድ ተሎ እግሩ ዕሸኽ ኮይወግኦ ወይ ሓመድ ከይንኸኦ ወይ ዕንቕፋት ንከይወቕዖ እግሩ ካብ ዝተፈላለየ ኣብ እግሪ ሓደጋ ከብፅሑ ዝኽእሉ ነገራታት ዘከላኸለሉ ሓደ ሰብ እግሩ ዝገብሮ ነገር ማለት እዩ፡፡

ሕርሻ ግብርናን ማለት ሓደ ካብ ጥንታውያን ሞያታት ወዲ ሰብ ኾይኖም ብዋናነት ወዲ ሰብ መዓልታዊ ናብሩ ንምከያድ መዓልታዊ ስርኁ ንምካያድ ንምግብነት ዝውዕሉ ንጥረ ነገራት ንምግናይ ዝሠርሖ ሞያ ማለት እዩ። ሕርሻ ብቐንዱ ካብ ዝራእቲ ዝርከብ ምህርቲ ንምግናይ ዝርከብ ፃዕር እዮ። ሕርሻ ትፈልጥ ዶ?

ሕርሻን ግብርናን ማለት ሓደ ካብ ናይ ቀደም ካብ ቀደመ ኣትሒዘም ካብ ዝፀንሑ ሞያታት ደቂ ሰባት ኾይኖም ሕርሻ ማለት ወዲ ሰብ ሓደ ሀል ናብ ምድሪ መሬት ዘርኡ ወይ ድማ ዘርኢ ዘሪኡ ካፍቲ ምህርቲ ካፍቲ ዘሪኡ ዝረኸቦ ድማ እቶት ረኸቡ ዓርሱ ዘመሓዳድረሉ ዓይነት ስራሕ እዩ፡፡

ዶክተር ቴድሮስ ኣድሓኖም ናብ ውድብ ጥዕና ዓለም ዋና ሓላፊ እንተኾኑ ንዓለም ዝተፈላለዮ ኣሰርክቶ እናገበሩ ይርከቡ፡፡ ብዛዕባ ቴድሮስ ኣድሓኖም ተወሰኸቲ ትፈልጥዎ ነገር ይህልየኩም ዶ ይኸውን?

ስደት ማለት ሰባት ካብቲ ልነበሩሉ ካባቢ ርሒቖም ናብ ካሊእ ዓዲ ልኸድሉ ኣጋጣ እንትኸውን እዚ ድማ ልዘሓሸ ናብራን ስራሕ ፈጠራን እዩ፡፡ ንስኻትኩምከ ስደት ኣጋጢምኩምዶ ይፈልይ?

ተሽከርከርቲ ማለት ሓደ ሰብ ወይ ሓደ ኣቕሓ ወይ ሓደ መልእኽቲ ካብ ናብን ካብ ሓደ ቦታ ናብ ኻሊእ ቦታ ንምትሕልላፍ ምስጋር ዝተቕሙ ንብረታት ማለት እዮም፡፡ ከምኒ መኪና፣ ኣውቶብስ ገለ ማለት እዩ፡፡ ተሽከርከርቲ ትፈልጡ ዶ?

ሕድሞ ማለት ንመንበሪ ንትቆመሉ ብበህላዊ መንገዲ ዝተሠርሐ ላዕላዊ ድማ ብእምኒን ጭቃን ኦሙን ዝሥራሕ ባህላዊ ገዛ እዩ ህድሞ ካብ እንታይ ከም ዝሥራሕ ፈልጡሎ።

መፋለጢ ማለት ሓደ ትካል ወይ ሓደ ሰብ ወይ ሓደ ክፍለጥ ዝደለየ ኣካል ናብ ህዝቢ ብዝሕሽ መንገዲ ምፍላጥ ወይ ድማ ህዝቢ ኣብ ዘትካልሱ ዘሐሸ ግንዛን ክህሎም ጽግበር ወይ ድማን ክፍለጥ ዝግበር ነገር ማለት ዩ። መፋለጢ ዘፋልጡ ትፈልጡ ዶ?

ፖሎቲካ ማለት ብቐንዱ ማሕበራዊ ርክባት ኾይኑ ሓደ ጕጅለ ወይ ሓደ ውልቀ ሰብ ክገብሮ ዝኽእል ነገር ስልጣን ንመሓዝ ሓደ ዓዲ ንምምሕዳር ፣መንግስቲ ንምምስራት፣ ስርዓት ንምምስራት ወይ ስርዓት ንምቕጻል፣ ስርዓት ንምምላስ ዝግበር ምንቅ ሰቓስን ከይድን እዩ፡፡

ኣርማ ማለት መፍለይ ምልክት ኮይኑ ዘገልግል እንተኾን ብዙኃት ኣርማታት ድማ ኣለዉ ካብኣቶም ናይ ሓደ ሃገር መድለይ ዝኾነ ኣርማ እዩ እሱ ድማ ሠንዳ ቓላማ ይበሃል ናይ ሃገርኩም ሠንዳ ቓላማ ትፈልጥ ዎዶ ትኾኑ።

መጻሕፍቲ ማለት ሓደ ሰብ ንኻሊእ ወለዶ ንኻል ኣካል መለእኽቲን ንምትፍትሕላፍ ኣወረቐት ዝጽሓፍ ትሕስቶ ዘለ ነገራት ማለትዩ ጋዜጣ ማለት ድማ ዘይና ኾኒ ኽል መዘናጋዓ ኾኒ ኽል ምትሕላፍ ዘጽሓፉ ወረቓ ቐትዮም መጽሕፍቲን ጋዜጣን ትፈልጡዶ?

ሕርሻ ንግብርናን ማለት ሓደ ካብ ጥንታውያን ሞያታት ወዲ ሰብ ኾይኖም ሓደ ሰብ መነባብሮኦም ንምምሕዳር መዓልታዊ ናብርኡ ንምክያድ ካብ ዝሰርሖ ሞያ ሓደ እዮ፡፡ ሕርሻ ማለት ብቐንዱ ዝራእት ናብ መሬት ዘርእኻ እቶም ዝራእቲ ዝቡኻ ምህርቲ ጌርኻ ምትሕድዳር ማለት እዩ ፡፡ሕርሻ ትፈልጡ ዶ?

ሠንዳቕ ዓላማ ኸም ናይ ሃገር ባንዲራ ኾይኑ ለገልግል እንትኸውን ናይ ሓንቲ ኢሎዓላዊት ሃገር መፍለይ ምልክት ኮይኑ የገልግል ብዝተፈላለይ ኅብርታት ንቀርጽታትን ድማ ይውከል ናይ ሃገርኩም ሠንዳቕ ዓላማ እንቲ ዓይነት እዩ።

እጽዋት ማለት ኣብ ሓደ ኸባቢ ወይ ድማ ኣብ ሓደ በረኻ ዝበቑሉ ሕይወት ዘለዎም ፍጥረታት ኮይኖም ብቖንዶ ሓምለዎት ካርንዳይ ኣክሳይድ ተቐቢሎም ኦክሲጅን ዘተንፍሱ ዘይንቀሳቐሱ ሕይወት ዘለዎም ፍጡራት እዮም፡፡ ተኽልታት ትፈልጡ ዶ?

ሕምባሻ ካብ ዝተጣሕነ ሕሩጭ ስንዳይ ወይ ድማ ፊኖ ዝስራሕ ባህላዊ ምግቢ ኮይኑ ካብዞም ኣለዉ ዝበሃሉ ወሃብቲ እንግዶት ሓደ እዩ፡፡ ሕምባሻ ካብ እንታይ ከም ዝስራሕ ትፈልጡ ዶ?

ቴዲ ኣፍሮ ካብቶም ውሩያት ኣርቲስታት ሃገርና ንትኸውን ዝተፈላለየ ሙዚቃታትውን ብሚዛም ይፍለጥ፡፡ ንኣብነት ንሃገርን ናይ ፍቕርን ሙዚቃታትውን ብሚዛም ይፍለጥ እዩ፡፡ ንስኾትኩም ከ ቴዲ ኣፍሮ ተፈልጥዎ ዶ ትኾኑ?

መንበሪ ገዛ ማለት ካብቶም ደቂ ሰባት ኣድላይ ልኾነ መሠረታዊ ነገር እንትኸውን ዝተፈላለዩ ዓይነታት መንበሪ ድማ ኣለዉ፡፡ ንኣብነት መንበሪ ገዛ ጕጅ፣ ህድሞ፣ ፍቕ ምጥቓስ ይካኣል፡፡ ንስኻቶኩም ኣብ እንታይ ዓይነት መንበሪ ገዛ ትነብሩ?

መስረታዊ ግልጋሎት ማለት ካብፍቶም ንደቂ ሰባት ብጣዕሚ ዘድልዩ ኣገድሥቲ ነገራት እንትኸውን ንኣብነት ዓይነታት መሠረታዊ ግልጋሎት ድማ ፣ንኣብነት መሠረታዊ ግልጋሎት መብራህቲ፣ ማይን ምጥቃስ ይካኣል። ንስካትኩም ከ ናይ መሰረተ ልምዓት ተጠቐምቲ ዲኹም?

ንግድን ምትዕድዳግን ወይ ድማ ንግድን ዕድጊትን ማለት ኣብ መንጎ ሓደ ገዛኣይን ንብረት ክሸይጥ ዝደሊ ሸያጣኣይን ኣብ መንጎ ሓደ ንብረት ዝደሊ ገዛኣይን ዘለዎርክብ ማለት እዩ፡፡ ንግድን ምትዕዳግን ትፈልጡ ዶ?

ቤት ምግብን መስተን ማለት ሓደ ኻብ ናይ ንግድ ትካላት ኾይኖም ደቂ ሰባት ኣብ ደገ ክወፁ አናሃለዉ ካብ ገዝኦም ወፃኢ ተፈላለዩ ምግታት ዝበልዕሉ ኸምኒ ሽሮ ክኾኒ የኽእል ፣ጥብሲ ክኾን ይኽእል፡፡ መስተ ማለት ድማ ኸም ቢራ ፣ኣልኮላዊ መስተ ልስሉስ መስተታት ዝጥቀምሉ ንግዳዊ ትካል ማለት አዩ፡፡

ጫማ ማለት ወዲ ሰብ ብእግሩ ኣብ መሬት እንተኸይድ እግሪ ወዲ ሰብ ካብ ዕንቅፋ ካብ ሓመድ ካብ ተፈላለዩ እንስሳት፣ ካብ ዕሾኽ ፣ካብ ንእግሪ ሓደጋ ኸውፅሑ ለኽእሉ ነገራት ንምክልኻል ዝጥቆመሉ መሳርሒ ማለት እዩ፡፡ ጫማ ትፈልጡ ዶ?

ዘይና ማለት ተፈራለዩ ሓደሽቲ ዝተፈጸሙ ፍፃመታት ብቐርቡሉ ኣጋጣምን ትኸውን ዝተፈራለዩ ዓይንታት ዘና ቀራረበ ኣለዉ ንእምነስ ድማ ብተሌብዜም ብሬድዮ ብጋዜይጠኽኸቡን ይኽእል እዩ ስኻቶኩምከብዝዓ ዘይና ተፈጥዎ ነገርን ይኹምዶ ይሆን።

ቤት ምግብን መስተን ማለት ሰባት ዝተፈላለዩ ዓይነታት ምግብን መስተን ዝረኽቡሉ ቦታ እንስኸውን አዚ ድማ ብሾም ናኸፈሉ ዝደለይዎ ምግብን መስትን ዝትቆሙሉ ቦታ እዩ፡፡ ንስኻትኩም ከ ብዛዕባ ቤት ምግብን መስተን ትፈጥዎ ነገር ይህልየኩም ዶ ይኾን?

ቤቲ ምግብን መስተን ዝተፈላለዩ ምግብታትን መሰታትን ልርከዎ ቦታ እንትኸውን ኣማዊኢል ብህገንዘበም ምግብታትን መሰታትን ኣዚዞም ልጥቀሙሉ ቦታ እዩ ቤቲ ብግም መስተን ኣቲሆም ትፈልጥዶ ተኾኑ

በቕሊ ካብቶም መፃኛ ዘጐድግሉ እንሳ ዘቤት ሓንቲ ኾይና ክትወልድ ዘይትኽእል መኻንን ሠዓርቲመጋቢትን እንስሳ እያ ኣብ ከባዊኹም በቕሊ ልምንታይ ትጥቆምላ

መዝናነይ ቦታ ማለት ሰባት መንፈሶም ለምሕዳስ ኸይዶም ድ ዝናነይሉ ቦታ እንትኸውን ዝተፈላለ ዓይንታት መዝናነይ ቦታ ደማ ኣለዉ ንስኻቶምከ ትፈጥዎ መዝናነይ ቦታ ህልዶ ይኾን።

መሰረታዊ ግልጋሎት ማለት ንሓደ ማሕበረ ሰብ ብኣገዳስነት ዘደልዩ ግጋሎታት እንተኾኑ ዝተፈላለይ ዓይነታት መሰረታዊ ግልጋሎት ድማ ኣለዉ። ንኣብነት መሰረታዊው ጕልጋሎት ማይ፣ መብራሕቲ ምጥቃስ ይከኣል። ንስኻትኩም ከ መሰረታዊ ግልጋሎት ትፈልጥ ዶ?

ንግድን ምትዕድዳግን ማለት ኣብ መንጎ ኽልተ ሳባት ክኾን ይኽሊ መንጎ ኣብ ዝሓትት ዝካየድ ኣብ ዕዳግ ኣ ብቖንድ ዕዳጋ ዝካየድ ሓደ ገዛኢይ ንብረት እንስሳ ገንዘብ ገዛገለ ካብ ሸያጢ ወይ ድማ ካብ ሸያጢ ዘዕድገሉ መስርሐ እዩ።

ጽልፊ ማለት ብሥራሕቲ መዓለማ ካውጡጥ ዝሥራሕ እጠዓምስ ሓባይን ብቕልሉ ዘይበሊ በህላዊ ዓይነት ኽዳን ኣብ ካዋዊኹም ጥልፊ ኸትንታይ ሥራሕ።

ሃይማኖት ማለት ኣብ ሓደ ኸባቢ ዝርከብ ውልቀ ሰብ ክኾን ይኽእል ማሐበረ ሰብ ክኾን የኽእል ወይ ተፈላለኣየ ጕጅለ ሰባት ክኾን የኽእል ዝኽተልዎ ሓደ ፍሉይ ኣካል ዘለዎ ስርዓት ማለት እዩ፡፡ ወይ ዝኣምንዎ ነገር ካብ ሕማም ከድሕኖም ወይ ካብ ዝኾነ ነገር ከድሕኖም ወይ ኣብ መጻኢ ሕይወቶም ዝኾነ ነገር ክገረሎም ዘኽተልዎ ሥርዓት ማለት እዩ፡፡

ክዕሱ እግሪብደዕሚ ፍሉጥ ስጶርይኸውንጸዋታ እንትኸውን ኣብ መንጓዕሰት ሓደጻወትን ካይድግጥም እዩ ዓላምኡ ድማ ናብ ኣንፃርጋእንታ ሽንቶ ምቝጻር እንትኸውን ሚልናት ከም መዘናግ ዕሊርይዎ ስጶርታኣዊጸዋታ እዩ ክዕሶ ምጸዋት የዘናግ ኣካዶ ይኸውን።